መጋየፂ ማለት ሓደ ሰብ ካብ ዘለዎ መሰረታዊ ድሌታት ብተውሳኪ ካሊእ ዓይነት ድሌታት ከማልእ ከሎ መጋየፂ ክበሃል ይክእል እዩ። ንኣብነት ሓደ ሰብ ካብ ቦታ ናብ ቦታ ምሽርሻር ወይ ድማ ዝተፈላለዩ ዓይነታት ክዳዉንቲ ምግዛእ መጋየፂ ይበሃል። ንምንታይ እዩ ግን ወድሰብ መጋየፂ ዝደሊ?

ስፖርት ማለት አካላዊ ምንቅስቃስ ናይ ሓደ ወድሰብ ኾይኑ አብ ዕለታዊ ምንቅስቃስ ጥዕና ንምሕላዉ ቅርፅና ንምሕላዉ ወይ ድማ ንዝተወሰነ አካላት ሰዉነትና ንምስልጣን ንጥቀመሉ እዪ። ንአብነት ካብ ዕለት ናብ ዕለት ንገብሮ ምንቅስቃስ ኩሉ ስፖርት ይበሃል። ስፖርት ምጥቃም አድላዪ ድዪ?

ኣነ ዝፍትዎም መስተታት ልስሉስ መስተታት ዝባሃሉ ከም ለስላሳ ዝኣምሰሉ ኾይኖም ግን ድማ ኩሉ ግዜ ደስ ክብሉ ኣይኽእሉይ። ምክንያቱ ሂወትኻ ንምድሳት ኩሉ ግዜ ኣድለይቲ ኣይኾኑን ።ገቢ ንምትካእ ግን ንጥቀመሎም። ንምንታይ ኢና ግን ልሱልስ መስተ ኢልናዮ?

ስፖርት ማለት ዝኮነ ይኩን አካሊዊ ምንቅስቃስ ወድ ሰብ ስፖርት ተባሂሉ ይግለፅ። ስፖርት ንሂወትና እዝዩ እገዳሲ ካብ ዝበሃሉ ቀንዲ ነገር እዩ ።ኩሎም ዓይነታት ስፖርት ንደቂ ሰባት ጠቀምቲ ክኾኑ ይክእሉ እዮም ጎዳእቲ እውን ክኾኑ ይክእሉ እዮም ።ግን ብዘይ ስፖርት ምንባር ይከአል ዶ ?

መጋየፂ ማለት ሓደ ሰብ ካብ መሰረታዊ ዝኾነ ድሌቱ ብላዕሊ ዝደልዮም ነገራት ከማልእ እንተሎ መጋየፂ ይበሃል። መጋየፂ ንደቂ ሰብ ኣዝዩ ከገድስ ይኽእል እዩ። ብኸመይ ግን ደቂ ሰባት መጋየፂ ይጥቀምሎም እዮም።

መጋየፂ ማለት ሓደ ሰብ አብ ዘለዎ ተፈጥራዊ መልክዕ ብላዕሊ መልኪዑ ወይ ድማ ማዓሪጉ ወይ ፀቢቁ ክሪኢ ክደሊ ከሎ ዝጥቀሞ አካላት እዬም። ኩሎም መገያየፅታት አገደስቲ ክኮኑ ይክእሉ እዮም ግን አገደስቲ ከ ዘይክኮኑ ይክእሉ ዶ?

ንግዲ ማለት ካብ ሓደ ኣቅሓ ወይ ድማ ካብ ሓደ ንብረት ብሕሳር ዋጋ ገዚእካ ብክባር ምሻጥ ማለት እዩ ።ምትዕድዳግ ማለት ድማ ምልዉዋጥ ንብረት ወይ ድማ ገንዘብን ኣቅሓን እዩ ።ንግዲን ምትዕድዳግን ግን ኣገደስቲ ድዮም ?

መጋየፅን መመላክዕን ማለት ደቂ ሰባት ካብ ዘለዎም ተፈጥሮአዊ መልክዕ ብላዕሊ መልክዖም ፀቢቆምን ወይ ድማ ማዕሪጎምን ንክረአዪ ዝጥቀምዎም መሳርሒታት ወይ ድማ ነገራት እዮም። ኩሎም መመላክዒ መጋየፅትን ጠቀምቲ ድዮም ?

ናይ ገዛ ኣቁሑት ማለት ኣብ ገዛ እንጥቀመሎም ኣቁሑት እዮም ። ናይ ቢሮ ኣቁሑት ማለት ድማ ኣብ ቢሮ እንጥቀመሎም ኣቁሑት ማለት እዮም ። ንኣብነት :-ናይ ገዛ ኣቁሑት እንተበልና ከም ሸሓነ ወይ ድማ ድስቲ ዝኣመሰሉ እዮም ። ናይ ቢሮ ኣቁሑት ድማ ከም ወረቀት ወይ ድማ ኮምቢተር ወይ ድማ ካልኦት እዮም ። ንምንታይ ኢና ግን ንጥቀመሎም ?

ስራሕ ማለት ሓደ ሰብ መሰረታዊ ዝኾኑ ድልየታቱ ንምምላእ ወይ ድማ ንምግናይ ዝገብሮ ምንቅስቃስ ኹሉ ስራሕ ተባሂሉ ይፍለጥ። ሓደ ሰብ እንተይሰርሐ መሰረታዊ ድልየታቱ ከግኒ አይክእልን እዩ። ንምንታይ ግን ደቂ ሰባት ኩሎም ስራሕ ብደንቢ ዘይሰርሑ?

ናይ ገዛ እንስሳ ማለት አብ ገዛ ዝነብሩን ምስ ደቂ ሰብ ዝተላመዱን እዮም። ናይ በረኻ እንስሳት ማለት ድማ አብ በረኻ ዝነብሩን ምስ ወዲ ሰብ ዘይተላመዱን እዮም። ንምንታይ እዮም ግን ኣብ በረኻ ኣብ ገዛ ዝነብሩ እንስሳ?

ሱፖር ማርኬት ኣቁሑት ማለት ኣብ ውሽጢ ሓደ ሱፖር ማርኬት ወይ ድማ ዓብይ ሹቅ ዝርከቡ ኣቅሑት ኮይኖም ፅርየቶም ፅፎቶም ዝሓለው ኣቁሑት እዮም። ኩሎም ደቂ ሰባት ኣብ ሱፖር ማርኬት ምግዛእ ይፈትው እዮም። ይመስለኒ ግን ኩሎም ደቂ ሰባት ንምንታይ እዮም ኣብኡ ዝፍትው?

ጉዕዞ ካብ ሓደ ቦታ ናብ ሓደ ቦታ ዝግበር ምንቅስቃስ እዪ። ቱሪዝም ናይ ሓንቲ ሃገር መስሕብ ወይ ድማ ፍልፍል አታዊ እዪ። ስደት ድማ ካብ ሓንቲ ሃገር ናብ ሓንቲ ሃገር ዝግበር ምንቅስቃስ እዪ ኩሎም እዚኦም ንወድ ሰብ ግን አገደስቲ ድዮም?

መጋየፅን መመላክዕን ደቂ ሰባት ካብ ዘለዎም መልክዕ ብላዕሊ መልኪዖምን ማዕሪጎምን ፅቢቆምን ተስተካኪሎም ንክህልዩ ዝጥቅሙ መሳርሕታት ወይ ድማ ነገራት እዮም ። ኩሎም መጋየጽን መመላክዕን ግን ጠቀምቲ ድዮም?

ፅሕፈት መሳርሒ ማለት ዝኮነ ይኩን ሓበሬታ ወይ ድማ ፍልጠት ኣብ ፅሑፍ ምስፋር ዝጠቅሙና መሳርሒታት እዮም ብዝሓት ዓይነታት ፅሕፈት መሳርሒታት ኣለዉ:: ካብኦም ድማ እስክርቢቶን ወረቀትን ይርከብዎም:: እስክርቢቶን ወረቀትን ግን ኣዝዮም ኣገደስቲ ድዮም?

ልሙድ ፅቡቅ ነገር ብዘይ ንቡር ምቅራብ ማለት እዩ፡፡ ንአብነት ሓደ ዝኮነ ይኩን ዓይነት ክዳን መልክዑን ቅርፁን ቀይራ ምቅራብ ፋሽን ክበሃል ይከአል፡፡ ደቂ ሰባት ፋሽን ብጣዕሚ እዮም ዝፈትው፡፡ ንምንታይ ኢና ግን ደቂ ሰባት ፋሽን ንፈቱ?

ንግዲ ማለት ዝተፈላለዩ ንብረታት ዝተፈላለዩ ገንዘብ ገዚእኻ ካብኡ ብዝበለፅ ምሻጥ ማለት እዩ። ምዕዳግ ማለት ድማ ዝተፈላለዩ ንብረታት ገንዘብካን ቅርሽኻን ኣዉፂእካን ምግዛእ ማለት እዩ። ግን ንምንታይ ኢና ንነግድን ንዕድግን ?

ሕርሻ ማለት ወዲሰብ መሰረታዊ ወይ ድማ ዝኮነ ይኩን ዓይነት ድልየቱ ንምምላእ ላዕልን ታሕትን ኢሉ ዘራብሖም እንስሳ ወይ ድማ ተክልታት እዩ፡፡ ግብርና ማለት ግን ኣጠቃቅማ ዓይነት መሳርሒ እዩ፡፡ ግብርናን ሕርሻን ግን ንምንታይ እዮም ኣዝዮም ኣገደስቲ ኮይኖም?

ሕብረተሰብ ማለት ኣብ ሓደ ከባቢ ዝርከቡ ናይ ደቂ ሰባት ስብስብ ኮይኑ ዝተፈላለዩ ቋንቋን ሃይማኖትን ክህሉ ይክእል እዩ። ግን ብሰላምን ብፍቅርን ዝነብሩ እዮም። ስድራ ማለት ድማ ኣብ ሓደ ገዛ ዝነብሩ ኣካላት ሕብረተ ሰብ እዮም። ኩሎም ግን ሓደ ዓይነት ዝኾነ ኣነባብራ ዶ ኣለዎም ?

ፖለቲካ ማለት ናይ ሓንቲ ሃገር ሃይማኖት ወይ ድማ ሓሳብ ወይ ድማ እትክተሎ መምርሒ ኩሉ ፖለቲካ ክበሃል ይክእል እዩ። ፖለቲካ ማለት ኣብ ሓደ ሃገር ክህሉ ዝክእል ኩሉ ሓሳባት ወይ ድማ ኩሉ ነገራት እዩ። ፖለቲካ ንሓንቲ ሃገር ግን ጠቃሚ ድዩ?

ምግብታት ካብቶም ቀንዲ ንሰውነትና ኣገደስቲ ዝባሃሉ ነገራት ሓደ ኮይኑ ደቂ ሰባት ብዘይምግቢ ክንቀሳቀሱ ክሰርሑን ኣይክእሉም እዮም ወይ ድማ ጥዕና ክህልዎም ኣይክእልን እዩ፡፡ ብዘይምግቢ ዝነብር ሰብ ግን ኣሎዶ?

መስተታት ንደቂ ሰባት ኣዝዮም ጎዳእቲ ወይ ድማ ጠቐምት ክበሃሉ ይኽእሉ እዮም። ካብቶም ጠቐምቲ ዝብሃሉ ንኣብነት ልስሉስ መስተታትን ወይ ድማ ማይን እዮም። ንሳቶም ድማ ኣብ ሰውነትና ደምን ፈሳስን ክመልእ ይገብሩ ብጣዕሚ ድማ ጠቐምቲ ይብሃሉ። ንምንታይ እዮም ግን ጠቐምቲ ኾይኖም?

መዝናነይ ቦታ ማለት ሓደ ሰብ ካብ ጭንቀት ወይ ድማ ካብ ችግር ወይ ድማ ካብ ስራሕ ፍልይ ኢሉ ንባዕሉ ነፃነት ብምርካብ ዝጥቀመሉ ቦታ ማለት እዩ። መዝናነይ ቦታ ንኹሎም ደቂ ሰባት ብጣዕሚ ደስ ዝብል እዩ። ግን ዘይፈትዎ ሰብ ይህሉ ዶ?

መጋየፅን መመላኽዕን ማለት ሓደ ሰብ ካብቶም ወኒ ኣገደስቲ ዝበሃሉ ድሌታቱ ብተወሳኺ ዘማልኦም ነገራት እዮም ። ንኣብነት ከም ወርቂ፣ ብሩር ፣ኣልማዝ ፣ዝኣምሰሉ እዮም ። ንምንታይ ኢና ግን ንጥቀሞም ?

መሰረታዊ ግልጋሎት ማለት ናይ ሓደ ሰብ ወይ ድማ ናይ ሓደ ሰራሕተኛ ቀንዲ ስራሕትታት ወይ ድማ ንጥፈታት ማለት እዮም፡፡ ሓደ ሰብ መሰረታዊ ግልጋሎት ከይሰርሐ ካሊእ ስራሕ ክሰርሕ ኣይክእልን እዩ፡፡ ንምንታይ እዮም ግን መሰረታዊ ግልጋሎት ተባሂሎም?

ኤሌትሮኒክስ ማለት ዓይነታት ኣቅሓ ኮይኖም ስራሕ ንምስራሕ ዝሕግዙ መሳርሕታት እዮም፡፡ ግና ኤሌትሪክ ብምጥቃም ጥራሕ ክሰርሑ ዝክእሉ ዓይነታት መሳርሒ እዮም፡፡ ኤሌትሪክ ኣብ ዘይብሉ ክሰርሑ ግን ኣይክእሉን፡፡ ንምንታይ እዮም ግን ብዘይ ኤሌክትሪከ ክሰርሑ ዘይክእሉ?

ሱፐር ማርኬት አቁሑት ማለት እቁሑት ኮይኖም አብ ሱፐር ማርኬት ዝርከቡ አቁሑት ወይ ድማ እንዳ ዓብይ ሱቅ ዝሽወጡ እቁሑት እዮም። ፅርየቶም ድማ ዝሓለው አቁሑት እዮም። ግን ኩሎም ድዮም ፅርየቶም ዝሓለየ?

ሃይማኖት ማለት ሓደ ሰብ ብልቡ ዝክተሎ ወይ ድማ ሓቂ እዩ ኢሉ ዝኣምኖ እዩ። ሓደ ሰብ ብዘይካ ሃይማኖት ክነብር ኣይክእልን ኢለ ይሓስብ ።ኣነ ግን ሃይማኖት ዘይብሉ ሰብ ይህሉ ዶ ይከውን?

መፋለጢ ማለት ሓደ ሰብ ኣበይ ከምዝነብር ኣበይ ከምዝቅመጥ ወይ ድማ ሕጋዊ ዝኮነ መንነቱ እንታይ ከምዝኮነ ዝገልፅ ዓይነት ወረቀት እዩ ሓደ ሰብ ብዘይ መፋለጢ ክንቀሳቀስ ኣይክእልን እዩ መፋለጢ እንተዘይ ሓዝካ ንምንታይ ኢና ግን ዘይንቀሳቀስ?

ሕርሻ ማለት ወድሰብ ዝተፈላለዩ ድለይታቱ ንምምላእ ዝገብሮ ምንቅስቃሳት ወይ ድማ ስራሕ ማለት እዩ። ሕርሻ ማለት ተክልታት ምትካል ወይ ድማ ምስ እንስሳ ምርባሕ ማለት እዩ። ግብርና ግን ዘመናዊ ኣሰራርሓ ናይ ሕርሻ እዩ። ሕርሻን ግብርናን ፈላሊካ ምርኣይ ይካኣይ ዶ?

መሰራተዊ ግልጋሎት ማለት ሓደ ሰብ ወይ ድማ ሓደ በዓል ሞያ ዘገልግሎም መሰረታዊ ዝኮነ ድልየታት ኮይኖም ካብኡ ሓሊፉ ካልኦት ነገራት ክሰርሕ ይክእል እዩ፡፡ ግን መሰረታዊ ግልጋሎት ዝባሃል ክቋረፅን ወይ ክግደፍን ዝገበኦ ኣይኮነን፡፡ ንምንታይ እዩ መሰረታዊ ተባሂሉ?

ገዛ ማለት ሓደ ሰብ ንዝተፈላለዩ ዕላማታት ዝሃንፆ ከሎ ዝተፈላልዩ ዓይነታት ገዛ ኣለዉ። መንበሪ ግን ሓደ ሰብ ኣብ ዝነበረ ኔሩ ዝቕመጠሉ ወይ ድማ ዝሓድረሉ ቦታ ማለት እዩ። ገዛን መንበርን ንሰብ ኣዝዮም ኣገደስቲ ካብ ዝበሃሉ ነገራት ድዮም ?

ጥበብ ማለት ናይ ሓደ ሰብ ተፈጥራዊ ወይ ድማ ብተግባር ወይድማ ካብ ልምዲ ዝመጽእ ክእለት እዩ። ባህሊ ማለት ግን ናይ ሓደ ሕብረተሰብ ክቡር ዝኾነ ወይ ድማ ዝኣምነሉ ልምዲ ማለት እዩ። ኩሎም ባህልታትን ጥበባትን ግን ጠቀምቲ ድዮም?

ንግዲ ማለት ሓደ ንብረት ብሕሳር ዋጋ ገዚእኻ ብኽባር ምሻጥ ማለት እዩ፡፡ ምትዕድዳግ ማለት ድማ ኣብ መንጎ ሓደን ክልተን ካብ ክልተ ብላዕሊ ሰባት ዝፍጠር ናይ ንግዲ ስራሕ እዩ፡፡ ንግድን ምትዕድዳግ ግን ብኸመይ ምጥቃም ይካኣል?

መስተታት ማለት ካብቶም ዓይነታት ምግቢ ሓደ ኮይኖም ኣልኮል ዘይብሎም ኣልኮል ዘለዎም ተባሂሎም ክክፈሉ ይክእሉ እዮም ኣልኮል ዘይብሎም ማይ ካብቶም ሓደ እዩ። ሰባት ግን ን ሂወትና ኣገደስቲ ድዮም ወይስ ኣይኮኑን?

ትራንስፖርት ማለት ምንቅስቃስ ካብ ሐደ ቦታ ናብ ሓደ ቦታ እንተኮን ተሽከርከርቲ ንደቂ ሰባት ወይ ድማ ዝተፈላለዩ ንብረታት ካብ ሓደ ቦታ ናብ ካሊኣ ቦታ ምጉዕዓዝ እዩ። ተሽከርከርትን ትራንስፖርትን ግን ፈላሊካ ክረአ ይክእል ዶ?

ናይ ገዛእ ኣቑሑት ማለት ኣብ ገዛ ዝርከቡ ከምኒ ሳሃነ ፣ድስቲ ወይ ድማ ካልኦት ኣቑሑት እዮም። ናይ ቢሮ ኣቑሑት ማለት ድማ ኣብ ቢሮ ዝርከቡ ከምኒ ኮምፕዩተር ወይ ድማ እስክርቢቶ ፣ወረቀት ዝኣምሰሉ እዮም። ኩሎም ግን ን ደቂ ሰባት ዘገድሱ ድዮም ?

ጫማ ማለት ካብቶም ንደቂሰባት ዘድልዩዎም መሰረታዉያን ነገራት ሓደ ኮይኑ ካብ ኩፉእ ዘበለ ወይድማ ካብ ዕሾክ ይኩን ካብ ዕንቅፋትን ዝከላከል ዓይነት ክዳን እዩ ፤ኣብ ትሕቲ እግሮም ዝገብርዎ ለቢሶሞ ዝከዱ ዓይነት መሳርሒ እዩ ።ጫማ ግን ንደቂ ሰባት ኣዝዩ ኣገዳሲ ድዩ?

ሕርሻ ማለት ደቂ ሰባት ንምግቦም ወይ ድማ ዝተፈላለዩ ድሌታቶም ንምምላእ ዝኾነ ይኹን ዓይነት ፍርያት ከፍርዩ ከለው እዩ። ግብርና ማለት ድማ ዘመናዊ ዝኾነ እታወታት ተጠቒምካ ሕርሻ ምድፋዕ ማለት እዩ። ሕርሻን ግብርናን ግን ኣገደስቲ ድዮም?

ፖለቲካ ማለት ንሓንቲ ሃገር ህልዉና መረጋገፂ ኮይኑ ሓንቲ ሃገር መራሒ ወይ ድማ ዜጋታት ዘለዎም ኣረኣእያ ስለ ሃገሮም ማለት እዩ። ሓንቲ ሃገር ግን ብዘይ ፖለቲካ ክትህሉ ትክእል ዶ?

ሕጊ ኣክበርቲ ማለት ዝኮነ ይኩን ዓይነት ሕጊ ዘክብሩ ሰብ ዝኮነ ይኩን ዓይነት ሕጊ ን ኣምልዕሊኦም እዩ። ኩሎም ሕጊ ኣክበርቲ ንምንታይ እዮም ካብ ፈቃዶም ክሰርሑ ዘይደልዩ?

ሕብረተሰብ ማለት ጉጅለ ናይ ዝተፈላለዩ ሰባት ኮይኑ ዝተፈላለዩ ሃይማኖት ወይ ድማ ቋንቋ ክህልዮም ይክእል እዩ። ግና ብፍቅርን ብሰላምን ዝነብሩ ሰባት ማለት እዮም። ስድራ ማለት ግን አብ ሓንቲ ገዛ ወይ አብ ሓንቲ መንበሪ ዝነብሩ ሰባት እዮም። ኩሎም ፈላሊካ ክረአዩ ይክእሉ ድዮም?

ገዛን መንበሪን ማለት ካብቶም መስረታዊ ደሌታት ዝበሃሉ ናይ ደቂ ሰባት ሓደ ኮይኑ ካብ ቁርን ካብ ፀሓይ ካብ ዝተፈላለዩ ነገራት ደቂ ሰባት ዝከላከል እዩ። ደቂ ሰባት ኣብ ዝነበሩ ነይሮም ናብ ገዝኦም ናብ መንበሪ ይምለሱ። ብዘይ ገዛን ብዘይ መንበርን ደቂ ሰባት ክነብሩ ይክእሉ ድዮም?

ትምህርቲ ማለት ናይ ሓደ ወዲ ሰብ ናይ ባህሪ ወይ ድማ ናይ ፍልጠት ለውጢ ምምፃእ ዝጠቅም መሳርሒ ኮይኑ ስሩዕን ዘይሱሩዕን ተባሂሉ ኣብ ክልተ ይክፈል። ንምንታይ ኢና ግና ኩሉ ግዜ ንማሃር?

ሕብረተሰብን ስድራን ማለት ኣብ ሓደ ኣከባቢ ተጎጅሎም ዝነብሩ ሰባት ማለት እዮም፡፡ ናይ ሓደ ሓበራዊ ዝኮነ ጥቅሚ ወይ ድማ ብፍቀሪ ብሰላም ዝነብሩ ሕብረተሰብን ስድራን ይባሃሉ፡፡ ሕብረተሰብን ስድራን ብፍቅሪ ዘይነብሩ እንተኮይኖም ሕብረተሰብን ስድራን ይባሃሉ ዶ?

ስፖርማርኬት ኣቁሑት ማለት ኣብ ውሽጢ ሓደ ስፖርማርኬት ዝርከቡ ንብረታት ወይ ድማ ኣቅሓታት እዮም። ኩሉ ግዜ ብንግዲ መልክዕ ዝመፁ እዮም። ኩሉ ግዜ ደቂ ሰባት ካብኡ ዝገዝኡ ደቂ ሰባት ናይ ሃፋትም ደቂ ሰባት ይበሃሉ ። ንምንታይ እዮም ግን ሃፋትም ካብ ስፖርማርኬት ዝገዝኡ ?

መፋለጢ ማለት ሓደ ሰብ ኣብ ሓደ ቦታ ነባራይ ወይ ድማ ሕጋዊ ተቀማጠይ ምኳኑ ዝገልፅ ወረቀት እዩ፡፡ ብዘይ መፋለጢ ሓደ ሰብ ካብ ሓደ ቦታ ናብ ሓደ ቦታ ክንቀሳቀስ ኣይክእልን እዩ፡፡ ምክንያቱ ካበይ ከም ዝመፀ ዝሕብር ወረቀት ስለ ዘየብሉ። ንምንታይ እዮም ግን መጋየፂ ዝኣምኑ?

ባህላዊ ሕክምና ማለት ብባህሊ ወይ ድማ ብተለምዶ ዝዘጋጀ መድሓኒት እዩ። ካብ እፅዋት ተቓሚሙ እዩ ዝስራሕ መብዛሕቲኡ ሰዓት መጠንን ክንደየናይ ዝኣክል ኣጠቓቕማ የብሉን እዩ ።ኩሎም ባህላዊ ሕክምናታት ግን ኣገደስቲ ዲዮም?

ናይ ገዛ ኣቁሑ ማለት ኣብ ዉሽጢ ገዛ ዝርከቡ ኣቁሑት ኩሎም ናይ ገዛ ኣቑሑት ተባሂሎም ክፅዉዑ ይክእሉ እዮም:: ኩሎም ናይ ገዛ ኣቁሑት ጠቐምትን መማዕረግትን ገዛ እዮም:: ኩሎም ናይ ገዛ ኣቁሑት ግን ከማዕርጉ ይክእሉ ወይ ድማ ከገልግሉ ይክእሉ እዮም ማለት ኣይከኣልን እዩ ግን ጠቀምቲ ድዮም ?

ናይ ገዛ ኣቕሑት ማለት ኣብ ገዛ ንዝርከቡ ኣብ ገዛ ጥራሕ ከገልግሉ ንዝኽእሉ ንገዛ ከማዕርጉ ዝኽእሉ ኣቕሑት እዮም፡፡ ናይ ቢሮ ኣቐሑት ድማ ኣብ ቢሮ ዝርከቡ፣ ኣብ ቢሮ ጥራሕ ዘገልግሉ እዮም፡፡ ኣብ ገዛ ድማ ኣየገልግሉን እዮም፡፡ ንምንታይ ኢና ግን ናይ ገዛን ቢሮን ኣቕሑት ንጥቀመሎም?

ሃይማኖት ማለት ናይ ሓደ ሰብ ናይ ሂወት መንገዲ እምነት፣ ሓሳብ ፣ሓቂ ተባሂሉ ይፍለጥ፡፡ ኩሉ ሰብ ድማ ነናይ ባዕሉ ዝኮነ ሃይማኖት ኣለዎ እዩ ተባሂሉ ይፍለጥ፡፡ ግን ሃይማኖት ዘይብሉ ሰብ ከ ኣሎዶ?

ኣርክቴክቸርን ህንፃ ስራሕን ማለት ንሓደ ህንፃ ንምስራሕ ትውፀኦ ኣሰራርሓ መልክዕ፣ ዘድልዮ ኣቑሑ ወዘተ።

ሕርሻ ማልት ደቂ ሰባት ምግብታቶም ዝተፈላለየ ድልይታቶም ንምምላእ ዝሰርሕዎ ዓይነት ስራሕ እዩ። ግብርና ማለት ድማ ከመይ ገብርካ ሕርሻ ክምዝሕረስን ከመይ ገይርካ ዘመናዊ ክትገብሮ ዝሕብር ዓይነት ሳይንስ እዩ። ኩሎም ግን ንደቂ ሰባት ብከመይ ከምዝጥቀሞም ይፈልጡዎም ድዮም?

ናይ ገዛን ናይ በረኻን እንስሳ ማለት ኣብ ገዛን ኣብ በረኻን ዝነብሩ እንስሳት ኮይኖም ንሰብ ዝላመዱን ዘይላመዱን እንስሳት እዮም። ገሊኦም ንሰብ ሪኦም ዝሃድሙ ማለት እዮም፣ ገሊኦም ድማ ምስ ሰባት ተፀጊዖም ዝነብሩ እዮም፣ ንምንታይ እዮም ግን ካብ ሰባት ተፈልዮም ወይድማ ምስ ሰብ ዝነብሩ?

ጥበብ ማለት ናይ ሓደ ሰብ ፍሉይ ክእለት ኮይኑ ብተፈጥሮ ወይ ድማ ብልምዲ ክረክቦ ይኽእል ኣዩ። ባህሊ ማለት ግን ናይ ሓደ ሕብረተ ሰብ ልምዲ ወይ ድማ ኣተሓሳስባ ክከዉን ይክእል ኣዩ። ጥበብን ባህልን ግን ኣዝዮም ንሓደ ሕብረተ ስብ ጠቐምቲ ድዮም?

መስተታት ማለት ብዙሓት ዓይነታት መስተታት ክኾኑ ይክእሉ እዮም ።ንኣብነት ቢራ፣ ወይ ድማ ኣልኮል ዘለዎም፣ ኣልኮል ዘይብሎም መስተታት እዚም ኩሎም መስተታት ተባሂሎም ይፅውዑ። ኩሎም መስተታት ንሰውነትና ኣገደስቲ ክኾኑ ይክእሉ ፣ ዘይክኮኑ ይክእሉ እዮም። ግን ጠቀምቲ ድዮም?

ጉዕዞ ማለት ካብ ቦታ ናብ ቦታ ምንቅስቃስ ማለት እዩ፡፡ ቱሪዝም ማለት ግን ካብ ሓደ ቦታ ናብ ሓደ ቦታ ተንቀሳቒስካ ኣብ ከባቢካ ዘየለ ነገር ሓዱሽ ነገር ንምርኣይ ዝግበር ምቅስቃስ እዩ፡፡ ስደት ማለት ድማ ካብ ሓንቲ ሃገር ናብ ሓንቲ ሃገር ምቅስቃስ ማለት እዩ፡፡ ጉዕዞን ቱሪዝምን ስደትን ኣገደስቲ ድዮም?

ምግብታት ማለት ወዲ ሰብ ንክነብር ዘድልይዎ ቀንዲ መሰረታዊ ነገራት ኮይኖም ኣብ ብዙሕ ዓይነት ክኾኑ ይኽእሉ። ንኣብነት ከም ስጋ፣ ከም ኣሕምልቲ ፣ ፍረምረ ወይ ድማ ካልኦት ክባሃሉ ይኽእሉ እዮም፡፡ ብዘይምግቢ ንምንታይ ኢና ግን ዘይንነብር?

ጫማ ማለት ሓደ ካብቶም ንወዲ ሰብ ዝጋየፀሎም ሓደ ኣካል እዩ ።ጫማ ንሰውነትና ኣዝዩ ጠቃሚ እዩ ። ምክንያቱ ካብ ዝተፈላለዩ ሓደጋታትን፣ ካብ ዝተፈላለዩ ቁርታትን ፣ ካብ ዝተፈላለዩ ሕማማትን ዝከላከለልና ይኽእል እዩ። ጫማ ንወድሰብ ኣዝዩ ዘገልግል ድዩ?

ጫማ ማለት ሓደ ሰብ ካብቶም ዘጋይፆም ኣካላት ሓደ ኮይኑ ፤ ካብ ክፉእ ነገር ወይ ድማ ካብ እሾክ ዕንቅፋት ካሎት ክፉኣት ነገራት ዝከላኸለሉ እዩ። ንምታይ ኢና ግን ጫማ ንገብር?

ተፈለጥቲ ሰባት ማለት ዓበይቲ ሰባት ወይ ድማ ስረሖም ዓብዪ ግደ ዘለዎም ኮይኖም ንሃገር ወይ ድማ ንወለዶ ዓብዪ ስራሕ ዝሰርሑ እዮም። ንምንታይ ኢና ግን ንሕና ተፈለጥቲ ዘይንኸውን?

ኣርቴክቸር ማለት ሓደ ህንፃ ብከመይ ከም ዝስራሕ ዎርዱ ቁመቱ ወይ ደማ ስፍሓቱ ዝገልፅ ሳይነስ እዩ ።ህንፃ ስራሕ ማለት ድማ ብከመይ ብተግባር ህንፃ ከም ዝስርሕ ዝገልፅ ኣሰራርሓ እዩ። ኣረቴክቸርን ህንፃ ስራሕን ተፈላልዮም ክኸዱ ይኽእሉ ዶ?

መሰረታዊ ግልጋሎት ማለት ሓደ ሰብ ከገልግሎም ዝክእል ወይ ድማ ክሰርሖም ዝክእል ስራሕትታት ድማ ንጥፈታት እዮም። ንኣብነት ሓደ ሰብ ካብ ስራሕ ወፃኢ ብሓደ ነገራት ክነጥፍ ክሰርሕ ይኽእል እዩ። መሰረታዊ ግልጋሎት ማለት ግን ንምንታይ እዮም መሰረታዊ ተባሂሎም ?

ጉዕዞ ማለት ምንቅስቓስ ናይ ሓደ ነገር ማለት እዩ፡፡ እዚ ማለት ግን ካብ ሓደ ቦታ ናብ ሓደ ቦታ ከይድኻ ዘፍትፈልጦ ነገር ምርኣይ ማለት እዩ፡፡ ስደት ማለት ድማ ንገንዘብ ንምርካብ ካብ ሓንቲ ሃገር ናብ ሓንቲ ሃገር ምንቅስቓስ ማለት እዩ፡፡ ጉዕዞን ስደትን ግን ኣገደስቲ ድዮም?

ጥበብ ማለት ናይ ሓደ ሰብ ፍልይ ዝበለ ክእለት ብተፈጥሮ ወይድማ ባዕሉ ተማሂሩ ከምፅኦ ዝኽእል ጥበብ ተባሂሉ ይፍለጥ። ባህሊ ድማ ናይ ሓደ ሕብረተሰብ መግለፂ መንነቱ ወይ ድማ መግለፂ ህላወኡ ማለት እዩ። ጥበብን ባህልን ግን ንኩሉ አገደስቲ ድዮም?

ንግዲ ማለት ካብ ሓደ ቦታ ናብ ሓደ ቦታ ተንቀሳቂስካ ብሕሳር ዋጋ ዝኮነ ይኩን ዓይነት ንብረት ገዚእካ ብክባር ክትሸጦ ከለካ እዩ፡፡ ምትዕድዳግ ማለት ግን ገንዘብካ ወይድማ ንብረትካ ኣውፂእካ ዝኮነ ዝደለካዮ ዓይነት ንብረት ክትገዝእ ከለካ እዩ፡፡ ንግድን ምትዕድዳግን ግን ንደቂ ሰባት አገዳስቲ ድዮም?

ፀጉሪ ማለት ሓደ ካብቶም ናይ ሰውነት ክፍሊ ወድሰብ ኮይኑ ኣብ ዝተፈላለዩ ቦታታት ይርከብ፡፡ ንኣብነት ኣብ ርእሲ ዝርከብ ፀጉሪ ኣለው፣ ወይድማ ኣብ ብልዕቲ ዝርከብ ፀጉሪ ኣሎ ፣ ወይድማ ኣብ መንኮራጉዕቲ ዝርከብ ፀጉሪ ኣሎ ፡፡ ፀጉሪ ግን እንታይ እዩ ጥቅሙ?

ኣትክልትን ኣሕምልትን ማለት ደቂ ሰባት ንምግብነት ዘውዕልዎም ኮይኖም ካብ ሥጋ ወፃኢ ዘውዕሉዎም ኩሎም ነገራት ኣትክልትን ኣሐምልትን ይባሃሉ፡፡ ንጥዕና ድማ ጠቐምቲ እዮም፡፡ ንምንታይ እዮም ግን ንጥዕና ጠቐምቲ ተባሂሎም?

መዝነነይ ቦታ ማለት ሓደ ሰብ ካብ ጭንቀት ወይ ድማ ካብ ዝተፈላለዩ ሓሳባትን ስራሕታትን ተፈልዩ ኣብሓደ ቦታ ከፍ ኢሉ ወይ ድማ እናተንቀሳቀሰ ዝዛናጕዐሉ ቦታ ማለት እዩ ። ኩሉ ግዜ ግን ምዝንጋዕ ኣገዳሲ ድዩ?

ትራንስፖርትን ተሽከርከርትን ማለት ሓደ ሰብ ካብ ቦታን ናብ ቦታን ንምንቅስቓስ ወይ ድማ ሓደ ዝኾነ ንብረት ንምንቅስቓስ ዝጠቕሙ እዮም። ንኣብነት ከም መኪና፣ ባቡር፣ ኣየር ዝኣመሰሉ እዮም። ትራንስፖርትን ተሽከርከርትንን ጠቐምቲ ድዮም?

እፀዋት ማለት ዝተፈላለዩ ዓይነታት ተኽሊ ኾይኖም ኣብ ከባቢና ዝርከቡ ባዕሎም ዝበቖሉን ሰብ ዝተኸሎምን ኮይኖም ገሊኦም ንምግብነት ዝውዕሉ ገሊኦም ድማ ንዕንፀይቲ ዝጠቕሙና እዮም፡፡ ግን ኣብ ከባቢና ዝርከቡ ዕፀዋት ንካናኸኖም ዶ?

ትምህርቲ ማለት ሓደ ሰብ ዘለዎ ፍልጠት ወይ ድማ ንዘይብሉ ሓድሽ ፍልጠት ንምርካብ ዝገብሮ ምንቅስቓስ ትምህርቲ ይበሃል፡፡ ትምህርቲ ኣብ ክልተ ይምቀል፡፡ ስሩዕን ዘይስሩዕን ተብሂሎም ይምቀሉ፡፡ ትምህርቲ ግን ኣገዳሲ ድዩ?

ተፈጥሮን ኣካባብን ማለት ኣብ ካባቢ ዘለዉ ተፈጥኣውን ሰብ ስራሕን ነገራት ማለት እዮም፡፡ ንኣብነት ሓደ ተኽሊ ወይ ድማ ሓደ ጐቦ እዚኦም ተፈጥሮን ከባብን ይብሃሉ፡፡ ግን ብኸመይ ኢና ተፈጥሮን ከባብን ንብሎ?

ንገዛ ኣቕሑ ማለት ኣብ ውሽጢ ገዛ ዝርከቡ ኾይኖም ን ሓደ ገዛ ኽምዕረገን ጽባቐ ኽህልዎን ዝገብሩ እዮም ግን ድማ ንግልገለሎም'ውን ኢና ንኣብነት ከም ሽሓነ ድስቲ ካልኦትን ዝኣምሰሉ እዮም። ብዘይ ገዛን ናይ ገዛ ኣቝሕትን ግን ምንባር ይከኣል ዶ?

ባህላዊ ሕክምና ማለት ሽሙ ኸምዝሕብሮ ብባህሊ ወይ ድማ ብተሎምዶ ስራሕ ኮይኑ ብሳይንስ ዘይተደገፈ እዩ፡፡ ሓደ ሓደ ጊዜ ዘድሕን ዋላ እኳ እተኾነ ካብ ጥቕሙ ግን ጉድኣቱ ዝበዝሕ እዩ፡፡ ንምንታይ እና ግን ባህላዊ ሕክምና ንጥቀም?

ምግቢታት ማለት ካብቶም መሰረታዊ ድልየታት ድቂ ሰብ ሓደ ኾይኑ ደቂ ሰባት ክንቀሳቕሱን ወይ ድማ ጥዕንኦም ክሕሉዉን ዝጠቕሞም እዩ፡፡ ብዘይ ምግቢ ሓደ ወዲ ሰብ ክንቀሳቐስን ክነብርን ኣይክእልይ እዩ፡፡ ብዘይ ምግቢ ንምንታይ ኢና ግን ክነብር ዘይንኽእል?

ሃይማኖት ማለት ሓደ ሰብ ካብ ልቡ ዝኣምኖ ወይ ድማ ካብ ልቡ ዝክተሎ ኾይኑ ናይ ሕይወት መሠረታዊ ዝኾነ ወይ ከዓ መንገዲ እዩ፡፡ ንኣብነት ሃይማኖት ኦርቶዶክስ፣ ሃይማኖት እስልምና ፣ሃይማኖት ካቶሊክ ዝብሃሉ ኣለዉ፡፡ ካብዚኦም ኣየይ እዩ ግን ጠቓሚ?

ጥራንስጶርትን ተሽከርክርትን ማለት ድቂ ሰባት ካብ ቦተና ቦታ ወይ ድማ ዝተፈላለዩ ኣቕሑት ንሚንክሥቓት ዝጥቕሙ እዮም ጊዜንጕሉበትን ንምቝጣቢውን የገልግሉ እዮም ግን ኲሉ ጊዜ ኣገደ ስቲድዮም ወይስ ኣይኮኑን?

ቤት ምግብን መስተን ማለት ሓደ ሰብ ካብ ገዝኡ ወይ ድማ ካብ ዝነብረሉ ቦታ ወፃኢ ኣብ ካልእ ቦታ ኸይዱ ገንዘብ ብምውፃእ ምግቢ ክበልዕ ከሎ ወይ ድማ መስተ ክሰቲ ከሎ እዙይ ቤት ምግብን መስተን ይበሃል፡፡ ግን ካብ ገዛ እቲ ዝሐሸ ንሱ ድዩ?

መፍለጢ ማለት ሓደ ሰብ ኣብ ሓደ ቦታ ሕጋዊ ወይ ድማ ቋዋሚ ተቐማጣይ ወይ ድማ ነባራይ ምዃኑ ንምሕባር ዝጥቀም ወይ ድማ ሕጋዊ ዝኾነ ወረቐት እዩ፡፡ ብዘይ መስታዋቅያ ግን ሕጋዊ ምዃን ይከኣል ዶ?